እዚ ኣብ ምስሊ እንሪኦ ዘለና ሕጊ መክበሪ እዩ፡፡ እዚ ሕጊ መክበሪ ኣብ ርእሱ ሳንጣ፣ ብድሕሪቱ እውን ሳንጣ ተሓንጊጡ ኣብ ማእገሩ ከኣ ናይ ውግእ መሳሪሒ ዝኮነ መሳርሒ ተሻኪሙ እንአ፡፡

እዞም ኣብ ምስል ዝረአ ዘሎ ፋብሪካ እዩ፡፡ ኣብዚ ፋብሪካ ካዓ ናይ ለስላሳ መምረቲ እዩ እንአ፡፡ ናይ ለስላሳ ካሳታት ብበዝሒ እንአዉ፡፡ ናይ ለስላሳ ካሳታት ካዓ ሰማያዊ ቀለም ዘለዎም እዮም እንአዉ፡፡

እዚ ኣብ ምስሊ እንሪኦ ዘለና ዓብይ ጉድጓድ ማይ እንአ እዚ ጉድጓድ ብእምኒ ዝተከበበ ብእምኒ ዝተሰርሐ ጉድጓድ እዩ እንአ፡፡ ኣብ'ዚ ማእከሉ ካኣ ብታሕቲ ዝረአ ማይ እንአ፡፡

እዚ መፃሓፍ እዩ እዚ መፃሓፍ እዚ ዘይወግሕ ለይቲ ዝብል ልብ -ወለድ እዩ። እዚ ልብ -ወለድ ብገነት ይብራሃ እዩ ቀሪቡ ብ2010 ዓ/ም ኣብዚ ፀሊም መሸፈኒ ዘለዎ ኮይኑ ክቢ ቀይሕ ድማ ብጎኒ ኮይና ትርኢ ጋል እውን ኢኒሃ።

እዚ ናይ ገዛ ኣቑሑት እዩ። ኣብዚ ናይ ገዛ አቑሑት ብረድስቲ እኒኦ ዝተከፈተ ዝተከደነን ብረድስቲ እኒኦ ዝተከፈተ ብረትድስቲ ፣ ሓደ ማንካ እኒኦ ዝተከደነ ብርድስቲ እኒኦ ክልተ ማነካታት እንአዉ።